ናይ ቤተ ክርስቲያን ናይ ገንዘብ ኣገልግሎት ማለት ሓደ ቤተ ክርስቲያን ዝተፋላለየ ሕንጻታትን ኣቝሑት ነቲ ቤተ ክርስቲያን ከገልግሉ ዝኽእሉ ነገራት መግዚኢ ገንዘብ ከዋጽ እቶሎ እዝ ድማ ናይ ቤተ ክርስቲያን ናይ ገንዘብ ኣገልግሎት ተብሂሉ ይፍለጥ።

ሆቴላት ማለት ኣብዝ መዓበለ ኽተማታት ዝርከባ ናይ መደቀስን ናይ ቤት ምግብን ናይ ቤት መስተን ድልጋሎት ንረኽበሉ ቦታ ሆቴላት ተብሂሉ ይፍለጥ እዝ ሆቴል እዙይ ብዝተፈላልዓይተዋጋ ድማ ኽንጥቃመሉ ንኽእል።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

ኣማይ ኣቐልቦት ኣጐዝለት ዘለቦታታትብዙኃይንን ቦታንእዮ ኸዚ ማይ ክኰዓትከሎ ካብ ገረብጕባ ዝበሃር ቦታንዮ ናብዚይ ኽመጽፈተን ኣብ መቕሎ ማለት እዩ ኣውዙይ ድማ ንሕዝቢ ናውዂሉ ይካባፈን ዝይ ድማ ጨውዘዶማይ ኮይኑ ሕዚ ተሓጢኡጓ ትፈውሽባ እዙይ ድማ ባዝኹነሩ።

ባንኪ ሕብረት ሥራሕ ማሕበር ማለት፣ ሓደ ባንኪ ዝተፋላለይ በዓል ሃፍቲ ተኣኪቦም ገንዘብ ኣዋፂኦም ዝምስርትዎ ባንኪ፣ ባንኪ ኅብረት ሥራሕ ማሕበር ተብሂሉ ይጽዋዕ። እዝ ድማ ንማኅበር ሰብና ዓብዪ ግልጋሎት ዝህብ እዩ።

ናይባን ይጸባን መሸጢ ሾ ማለት ዝተፈላለዩ ካብ እንስታሳት ንረኾም ጻባታት ዝሽየጠሉ ቦታ ማለት እዩ እቲ ጸባ ብዝተፈላለይ ዓቐናት ዝሽየጥ ኮይኑ ንግሆን ምሸትን ድማ ክሽየጥ ይኽእል ኣብዞም ምዝተፈላለይ ቦታታት መሸጥ ቦታ ማለት እዩ።

ቦንዳ ማለት ካብ ዝተፈላለይሃገራት ዝተመለሱ ክዳውንቲ ብሕሳር ወጋን ኣብዓዲ ውሽጢ ብምእታው ዝሽየጥ ኽዳውንቲ ቦንዳተ ዋሂሉ ይጽዋዕ እዞም በንዳታት እዚሎም ዝተፈለለይ ዓይተሕማም ክሓልፈና ይኽእል እዩ ብጥዓ ም ኣድለይቲ ኣይኮኑን እዮም።

ሪልስቴት ማለት ዝተፋላለዩ ሕንፃታት ዝሕነጹሉ ቦታ ኾይኑ ብመንግሥቲ ወይ ድማ ብውልቀ ሰባት ዝተሓዘ ወይ ድማ ብማኅበራት ተወዲዎም ዝሰርሕ መንበር ገዛን ወይ ድማ ዝካረ ገዛ ሪልስቴትተብሂሉ ይፍለጥ።

ዲጅታል ናይ መኽፈሊ መድረኽ ማለት ዝተፈላለይ ነገራት ብዲጅታል መልከዕ ንማኅበረ ሰብናኽነገልግል እንተለና ማለት እዩ እዙ ድማ ኣብ ናይ ክፍሊት ቦታ ብዲጅታል ብዝኾነ መልከዕ ንዝኾነ ማኅበረ ሰብ ግልጋለት ክንህብልንተ ኣለና ዲጅታል ናይ መኽፈል መድረኽ ይበሃል::